ብጣዕሚ ደስ ዝብል ማራኺ ንዓይኒ ዝስሕብ ዓይነት ጫማ ኮይኑ ንኽትመልሶ ኣዝዩ ዝምቹ ልስሉስ ፎኪስ ጫማ እዩ።

ዝገርም ዓይነት ኣሰራርሓ ገዛ ኮይኑ ዘመናዊ ቅዲ ከዓ ኣለዎ።

ዋው ዝገርም ላዕለዋይ ናይ ሃገረ መራሒ ኢትዮጵያ ኮይኑ ዝተፈላለዩ ሓበሬታን መረዳእታን ሒዙ ናብ ሕ/ሰቡ ዘድልዩ ነገራት ዝተበሃሉ እናመሓላለፈ ይርከብ፡፡

ዝገርማ ባንዴራ ናይ ኢትዮጵያን ኣሜሪካን ባንዴራ ኾይኑን እዚ ድማ ክንደየናይ ብሓባር ኮይነን ንቡዙሕ ዓመት ከምዝሰርሓ ዝገልፅ እዩ።

ካብቶም ብሉፅ ማሕበራዊ መራኸቢ ሓፋሽ ኮይኑ ንህዝቢ ኣብ ኣዝዩ ፅቡቅ ሓበሬታን መረዳእታን ሒዙ ዝቐርብ ዓይነት መራኸቢ ሓደ እዩ።

ደስ ዝብል መስኖ አብ መናባብሮና ዓብዪ ለውጢ ዘምፅእ ናብራና ንክመሓየሽ ዓብዪ እጃም ዘለዎ ኮይኑ ድኽነት ዘጥፍእ ዓይነት ናይ ሕርሻ መስኖ እዩ።

ዋዉ ዝገርሙ ዓይነት ኣትክልትን ኣሕምልትን ኮይኖም ንወድሰብ ድማ ኣዝዮም ዝጠቅሙ እንትኮኑ ብፍላይ ድማ ካብቶም ተኸላኸልቲ ሕማማት ተባሂሎም ዝፍለጡ ....።

ዋዉ! ዝገርም መዘናግዒ መናእሰያት ቦታ ኮይኑ ደቂ ሰባት ክዘናግዕሉ ዝክእሉ አዝዪ ፅሩይ አየርን ፅቡቅ ሽታን ዝሐዘ እዪ::

ዋው ብጣዕሚ ዝገርማ ናይ ክልላት ባንዴራታትን ከምኡ እውን ናይ ኢትዮጵያ ባንዴራ ንኢትዮጵያ ብዝተፈላለዩ መልክዕ አወቂበንአን አፀቢቀንአን አብ ማእከል የእትየንአ ይርከባ።

ስደተኛታት ብመጓዓዝያ ማይ ገይሮም ካብ ሓደ ቦታ ናብ ካሊእ ቦታ ናብ ስደት ዘምርሑሉ ማያዊ ኣካል ኮይኑ ኣብዚ ሕዚ ግዜ ሰባት ዝበልዕ ዘሎ ማያዊ ኣካል እዩ፡፡

ሜታ ዓይነት መስተ ኮይኑ ንሕብረተሰብ ዝጠቅም ወላ እኳ እንተኾነ ብኣንፃሩ ድማ ሰባት ናይ ምዉላፍ ባህሪ ንኽህልዎም ዝገብር ሓደገኛ መስተ እዩ::

ባንዴራ ናይ ስማሌ ክልል ኮይና ህዝብታት ስማሌ ብሓደ ኮይኖም ብፍቅሪ ብሓልዮትን ከምዝነብሩ ናይ ክብሪን ዓዲን መንነትን ዝገልፅ ምልክት እዩ።

ናይ ኢቲዮጴያ ብሄራዊ ባንኪ ኮይኑ እቲ ምልክት ድማ ናይቲ ብሄራዊ ባንኪ መለለይ ምልክቱ ዝኅብር ዓይነት ኅብሪ እዩ።

ዋው ደስ ዝብሉ ተማሃሮ፡፡ ናይ ቡዙሕ ዓመት ድካምን ፃዕርን ፍረ ፃምኦም ዝረክብሉ ናይ መወዳእታ ማዓልቲ ኣብ ስነስርዓት ምርቆኦም ተረኪቦም ሓጎሶም እንዳገለፁ ይርከቡ፡፡

ዝገርም ባህላዊ ኣሰራርሓ ገዛ ንክትነብረሉ ኣዝዩ ዝምችዉ ከባቢኡ ዉን ብሓምለዋይ ቆጽሊ ዝተሸፈነ ንዓይንካ ዝስሕብ ጽቡቅ ቦታ እዩ።

ብጣዕሚ ደስ ዝብሉ ዝተፈላለዩ አትክልትን አሕምልትን እንትኾኑ ብፍላይ ንውዲ ሰብ አዝዮም ዝጠቅሙ ኮይኖም ንክምገብዎምዎ ሽውሃት ዝኸፍተሎም ዓይነት ምግቢ እዩም።

ዋው!!! ዝገርም ዓይነት መጋየፂ ደቂ አንስትዮ አሕዋትና አብ እዝን ጌረንኦ ክንሪአን ከለና አዝዩ ዘጥዕመለን ዉቅባትን ፅቡቃትን ይገብረን።

ዝገብሩሪ ምጫማታት ብጥዓም ደስ ዘብሉ ጫማታት ንኣይንና ኣዚዮም ዝስሕዩን ከምኡ ድማ ወዲ ሰብ ካብብ ሓደ ቦታ ናብ ካሊ ቦታ ነምንቅጽቃስ እንጥቀሎም ዓይነት ጫማ እዮም።

ደስ ዝብሉ ተቆፃፀርቲ ሓደጋ መኪና ኮይኖም፤ ሰባት አብ ዝሓልፍሎም ፅርግያታት ብመኪና ሓደጋ ከይበፅሖም ዝሰርሑ ሰባት እዮም፡፡

ዋው! ዝገርም መሳርሒ ኮይኑ ፤ ደቂ ሰባት ንዕለታዊ ስርሖም ኢሎም ንዝተፈላለዩ ሓፂነ መፂን መቁረፂ ዝጥቀሙሉ ቀሊል መሳርሒ እዩ፡፡

ዋው ናይ ኣሜሪካ ባንዴራ ኮይና ናይዚ ባንዴራ ትርጉሙ ድማ ኩለን ግዝኣታት ኣሜሪካ ብሓባርን ብስኒትን ተከኣኢሎም ብሓንሳብ ንክነብሩ ክብሪ ህዝቦም ዝሕልዉሉ እዩ፡፡

ብጣዕሚ ዝገርም ካብቶም ማሕበራዊ መራከቢ ሓፋሽ ሓደ ኮይኑ ፅፁይ ሓበሬታን መረዳእታን ሒዙ ናብ ህዝቡ ዝቐርብ ዓይነት ማሕበራዊ መራከቢ ሓፋሽ እዩ፡፡

ዋው ዝገርም ዓይነት ኣሰራርሓ ገዛ ብዘበናዊ ጥበብ ዝተሰርሐ ገዛ ኮይኑ ክትነብረሉ ክትቕመጠሉን ኣዝዩ ምችው ዝኾነ ገዛ።

ዋውውውው! ዝገርም! ላዕለዎት መራሕቲ ሰበስልጣን ኢ/ያ ኮይኖም ብዛዕባ ድህንነት ሃገሮምን ህዝቦምን ሓሳብ ሪኢቶ እንዳሃቡ ይርከቡ።

ዝገርሙ ሕጊ አኽበርቲ ሃገር ኮይኖም ሓንቲ ሃገር ወይ ከዓ ሓንቲ ዓዲ ምእንተ ህዝቦም ኢሎም ሰላምን ፀፅታን ንክህሉ አብ ጎኒ ህዝቦም ደው ዝበሉ እዮም።

ዝገርም ነገር ፈረስ ቀደም መኪና ከይመፃ ከለዋ ወዲሰብ ከም መጋዓዝያ ካብ ሓደ ቦታ ናብ ካሊእ ቦታ ዘጓዓዕዛ ዝነበራ ዓይነት እንስሳ እየን ።

ዝገርሙ ሕጊ ኣክበርቲ ኢትዮጲያ ኮይኖም ንሓንቲ ሃገር ምእንተ ህዝቦሞ ኢሎም ሰላምን ፀጥታን ንክህሉ ኣብ ጎኒ ህዝቦም ደው ዝበሉ እዮም::

ኣዝየን ፅቡቃት ዝኾና መኪና ሰባት ንዝሳፈሩለን ዝምቹን ከምኡ እውን ናብ ዝደለኻዮ ቦታ ኣብ ዝሓፀረ ግዜ ዘብፃሓ ፈጣናት መኪና እየን።

ዋው ዝገርም ምልክት! ናይ ቤት ፍርዲ ኾይኑ እዚ ደማ ኣብ ጎኒ ህዝብን ኣብ ጎኒ ዓዱ ደው ኢሉ ንሰላምን ንፀጥታን ዝተፈላለየ ስራሕቲ እናሰርሐ ዝርከብ ቤት ፍርዲ እዩ።

ብጣዕሚ ደስ ዝብል ሓወልቲ ኾይኑ ሃገርና ካብቶም ትፍለጠሉ ሓደ ብሓወልቲ እንትኸውን ንሃንቲ ሃገር ማሕበራውን ቁጠባውን ድማ ዓብይ እጃም ኣለዎ::

ዋዉ ብጣዕሚ ዝገርም ናይ ገዛ አቁሑ ኮይኑ ወዲሰብ አብ ዕለታዊ መነባብሮኡ ንዝተፈላለዪ ስራሕ ናይ ገዛ ዝጥቀመሎም ዓይነት አቁሑ እዮም ።

ብዙሓት ኣብ መደብር ሽቀጣሸቀጥ ዝርከቡ ኮይኖም ናይ ፀጉሪ መለስለስን ከምኡ እዉን ቀልጢፎም ከይበጣጠሱን ዝገብር ናይ ፀጉሪ መጋየፂ እዩ ።

ዋው! ብጣዕሚ ደስ ዝብል ኽዳን ኮይኑ ንኽትኽደኖ ኣዝዩ ዘውቅብን ዘፅብቅን ናዓይንኻ ክትሪኦ ብጣዕሚ ልስሉስን ፅቡቕን ዓይነት ዘበናዊ ኽዳን እዩ።

ሰባት አብ ዝተፈላለዩ ቦታ ኮይኖም ዝተፈላለዩ አትክልትን ፍራምረን ሒዞም ናብ ዕደጋ ክሸጥዎ ብምኻድ ዕለታዊ መነባብርኦም ዝመርሕሉ ዓይነት ንግዲ ስራሕ እዩ ።

ዝገርም ነገር ዘመናዊ አካዳድና ክዳን ኮይኑ ናይ ሓንቲ ሃገር ንባህልን ንመንነትን ከምኡ ውን ክብሪ ናይ ሓንቲ ዓዲ ዘይውክል ኣከዳድና እዩ።

ዋው! ዝገርም ኣብ ሃገርና ካፍቶም ናይ ማሕበራውን ቁጠባውን ተባሂሎም ዝፍለጡ ሓደ ኾይኑ ቀንዲ ስርሑ ድማ ንሕብረተሰብና ዓብዪ ለውጢ ናይ ማሕበራውን ቁጠባውን ዘምፅእ እዩ።

ሕጊ ኣኽበርቲ ሃገር ኮይኖም ንሓንቲ ሃገር ወይ ድማ ንሓንቲ ዓዲ ምእንቲ ህዝቦም ኢሎም ሰላም ፀጥታን ንክህሉ ኣብ ጎኒ ህዝቦም ደው ዝበሉ እዮም።

ዋው ብጣዕሚ ዝገርም ዘመናዊ ኣሰራርሓ ገዛ ኮይኑ ኣብ ጥቅኡ ዘሎ መረባ ድማ ብጣዕሚ ደስ ዝብልን ንዓይንካ ኣዝዩ ዝስሕብ ዓይነት ገዛ እዩ፡፡

ብጥዓን ዝገርን ጫማ ቃብ ቈርበት ዝተሠርሑ ኾይኖም ንኽትርእኦም ኣዚኦም ዝስሑ እንተኾኑ ንኽትረጕ ጸምኡውን ፍኹስን ቕልልን ዘሉ እዮም።

ኣብ ዝተፈላለዩ ቦታ ዝርከቡ ኮይኖም ናይ ፀጉሪ መለስለስን ከምኡ ውን ቀልጢፉ ንከይበጣጠስን ዝግበር ናይ ፀጉሪ መጋየፂ እዩ።

ዋው! ዝገርም ዓብዩ ሸቐጣ ሸቐጥ! ዝተፈላለዩ ዓይነታት ሸቐጣ ሸቐጥ ዝርከቦ ኾይኑ ወዲ ሰብ ኣብ ዝደለዮ ሳዓት መፂኡ ክዕድግ ዝኽእል ናይ መማእኸሊ ዕዳጋ እዩ።

ዋዉ ኣብ እንዳብልዕን መስተን ዝርከቡ ምግብታትን መስተታትን ኮይኖም ንደቂ ሰባት ኣዝዮም ስሒብዎም ደስ ኢልዎም ክመፁ ምእንታን የፋልጡ ኣለዉ።

ደስ ዝብል ካብቶም መሓበራዊን ቊጥባውን ሓደ ኺኑ ንዒበት ሓንቲ ሃገር ከምኡውን ንሕዝቢ ኣብ ቊጥባውን መሓወራውን ዓብይእጃም ዝፃወት ዳሽን ባንኪ እዩ።

ዝገርም ገዛ እንዳብልዕን መሰን ኮይኑ ስተፋላለዩ ዘብሉዕ ን ዘስተይን ዝሓዘ ሰባት ኣብ ዝዕርፍሉኡዋን ሞጺኦም ዘወልዕሉን ሶትዩሉን ገዛ እዩ።

ዋው ብጣዕሚን ጥዑማት ዝኾኑ ዝተፋላለዩ ኣትክልትን ኣኅምልትን ኮይኖም ብፍላይ ድማ ንወዲ ሰብ ኣዘዮም ዝጠቕሙ ኮይኖም ካብ ሕማማት ነጻ ይገብርዎ

ዋው ማይ ኅሪሻዝርይትኺሉተዓጺሎ ምስ ተወዱ ናብ ሓደ ቦታ ኣኪልካ ማለትውን ናብ ዓውዲ ኣምጺኻ ብውዙኃት እንስሃብ ጌርካ መኼዳ ይትኺሉ።

ዝገርም ሓርማስ ካብቶም እንሳ ዘገዳ ሓደ ኾይኑ እቲ ዝዓበየን ዝገጀፈን ፍጥር እንሳ እዩ ከምኡውን ሡኑውንዝተፋላለይ ጠቐማጥቕሚ ዘውዕል ኣይነት እንስሳ እዩ።

ዝሕዝን ኢቲጴያ ዝኅለፎቶም መንግሥታት ብቐደም ሰዓት እንተኾኑ ኢቲጴያ ኣብዝ ዘበን እዙይ ሰብካ ኣምኖ ዘይኽል ክፍ ዘበን እናስተእናገደት ዝመጸት ሃገር እያ።

ደስ ዝብል ሓደ ኻብቶም መሓዋራ መራኸቢ ኮይ፤ ንሕዙይ ብዘየዳናግር ኃበረታ ኂዙ ዝቕርብዓይነት መሓዋራዊ መረኸቢ እዩ።

ዋው ትገርም ቆንጎ ጓላን ሴቲ ብሃላውክዳን ትኸዲናን ወቂባን ከምኡን መጋይጽታትን ኣብ ክሣራን እዝናን ገይራ ሓጐሳ ትገልጽ ኣላ::

ብዝገርም ነገር ጥብ ዝተመልኦ ኣብያተ ክርስቲያን ብዙኃ ሰባት ኮይኖም ኣብ እምነቶም ክብሮምን ጸኒዖም ጸሎቶም ናብ ፈጣሪ የጽሑ ኣለዉ።

ዘተፋልለዩ ዓይነታት መሓዋራ መራ ኽብታት ኮይኖም ጥቡቕ ኃረታ ንሕዚ እምውጽሕ እንተኾኑ ይኾንደኣ እምበር ገሊኦም ድማ ኣብ ሕዙይ ዓብ ኣሉታዊ ጽዕንቶ ኣለዎ።

ባንዴራ ናይ ኤርትራ ኻይና ናይ ሓንቲ ሃገር ከመይ ከም ዝኾነት ምንነታን ባህላን ከምውን ክብራ ንምግላፅ ዝጥቆምላ ምልክት እያ።

ዋ ዝገርሙ ኣቕላት ኅረስ ዘዓባ ሕዝቦም ብዝሃቦም ኃደራ መሠረተ ልምዓት ተጠቐሞም ከመይ ገይሮም ንዓዶም ከም ዘሠርኁ ብኢድ ኣብዝኃ ድምፂ ኣርእዮም::

ብጥዓሚ ደስ ዝብል ባሃልይ ኅረተ ሰምና ኣብ ድግሥ ከምዙ ኢሉ ተኣኪቡ ክበልዕንክሰት እንተሎ ብጥዓሚ ደስ ዝብል እዩ እዙይ ድማ መግለጽ ባሃልና እዩ።

ባንዴራታት ናይ ኢቲያጲን ኤርትራን ኮይንን ናይዘን ባንዴራታት ደስ ዘብል ድማ ምስ ሕዝበን ኮይንን ምንም ዓይነት ኣፈላላይ እነኸይህሉ መግለጽ መነት ናይ ሓንታ ሃገር እዩ።

ዝጐሩሙ ኣግማል ካብቶም መጕዓዛ እንሳት ኮይኖም ብጥዓሚ ብዙኅ ሸከም ተሸኪሞም እነዊኅ ርኅቐት መንገዲ ተፃብሮም ዝበዱ ዓይነት ፍጥራት እንሳት እዮም።

ደስ ዝብል ኣዋሽ ባንኪ ኮይኑ ዘድማ ንሕዝቡ ኅረቶ ሰብም ጥቅም ኣይነትትካል እዩ ከምኡ ድማ ንሓንቲ ሃገር ኣብ ቈጥዋዊ መሓዋራዊን ዓብኢጃም ኣለዎ።

ብጥዓሚ ደስ ዝብል ማራኽን ንዓኒ ዝስሕብ ዘበናዊ ክዳን ኮይኑ ንደቂ ኣንስትዮ ድማ ኣዝዩ ዘምሕረለን ዘጽብቐለን ዓይነት ክዳን እዩ።

ሓርገጽ እዚኡ ሓደገኛ ነፍሳት ኮይኑ ኣሞያዊ ኣካል ዘነብር እንትኸውን ንደቂ ሰባት ኮነ ንእንስሳት ብጥዕሚ ካብቶም ሓደገኛ ዝበሃል ነፍሳት ሓደዩ።

ኣዙይ ን ዒንኻ ዝስሕብ ዘበናዊ መደቀስ ዓራት ኮይኑ ደቂ ሰባት መዓልታው ዕሎቶም ሠሪሖም ኣብኡዋን ዕሩፍቶም ዘድክሱሉ ጽቡዕ ዓራት እዩ።

ደስ ዝብል ምልክት ናይ ሰላም ኮይኑ ሕዝታት ኣብ ፅቡቅ ገይዜ ኸም ዘለዉ ከምውን ውሕስ ሰላም ከም ዘሎን ድኅነቱ ብናይ ሰላም ምልክት ክገለጽከሎ እዩ።

በጥዓ ምደስ ዝብሉ ጫማታት ካብ ቈርበትትሠሠርኁ ኾይኖም ዉዲ ሰብ ድማ ካብ ሓደ ቦታ ናብ ካሊ ቦታ ንመንቅስቃትስ ዘትቆምሎም ኣይነት ጫማ እዮም።

ዋው ዝገርም ዓይነት ፈሳሲ ሳምና ኮይኑ ወዲ ሰብ ድማ ምኽዳውንቲ ምሕፀዊ ዘጥቆም ሎም እንትኸዉን ኣዚዩ ምኽዳውንቲ ዘጽሪ ዓይነት ፈሳሲ ሳምና እዩ።

ዋው ዝገርም ዝተፈልለየ አትክልትን ኃምልትን ናብ ዕዳጋ ዓለ ኣቕሪቦ ሓብረ ሰብ ድማ ነዕለት ኣመ ናበሩኡን ምግነቱ ዘውዕል ሽቐጣ ሽቐጥ ሽቅጠሉ ማእኸል ዕዳጋ እዩ::

ዋው ዝገርንኩም ይገረ ካፍቶም ዓይነታት ኣትክልትን ኣኅምልትን ሓዶኺኑ ወዲ ሰብ መብዙሐት ጊዜ ኣብ ጸፊሕኣ እትዩ ዘትቖመሉ ዓይነት ኣትክልቲ እዩ።

ሰይ ደስ ክብል ቖልዓ ካብተን ንደቂ ሰባት ትጠቅም እንሳሓንቲ ኾይና ሰባት ድማ ንመፍረ ከምውን ንምግ ዘጥቀመላ ኣዚኣጥምቲ እንሳ እያ።